ጥበብን ባህልን፡- ባህሊ ማለት ያው ካብ ሓደ ቦታ ናብ ሓደ ቦታ ክትከድ ከለካ ባህልካ ተፈላለዩ ክፀንሓካ ይክእል እዩ ፡፡ እዚ ድማ ክፈላለ ይክእል እዩ፡፡ ጥበብ ማለት ድማ ያው ባዕልካ ተጣቢብካ እዚ ክሰርሕ ኢኒአኒ ኢልካ ባዕልካ እትጣበቦ ማለት እዩ፡፡

ፖለቲካ ክንብል ከለና ያው ሓደ ሰብ ብዛዕባ ሓደ ኣርእስቲ ፣ብዛዕባ ሓደ ዓዲ ወይ ሃገር ክዛረብ ኸሎ ሓደ ኣርእስቲ ኣልዒሉ ኽዛረብ ከሎ ያው ፖለቲካ እዩ።

መፅሓፍ ማለት ያው በቢገፁ ተፃሒፉ ዝቅመጥ መፅሓፍ ይባሃል፡፡ ጋዜጣ ማለት ድማ ያው በዓል ሓደ ገፅ ዝፃፍ ኮይኑ ብሓደ ሰብ ዘፅሕፎ ዝክእል ማለት እዩ፡፡